እዝ ኃይማኖታዊ ተሕስተ ዘለዎ ኣከባብራ በዓል ተንሣእየ እዩ ኣብእዋን ተንሣእየ ፍርቂ ለይቲ ናይ ቀዳ ፍርቂለይቲ ዝግበር ሽምዓ ወይ ከዓ ምብራህ ጥዋፍ እዩ።

ዘበናውነት ዘተላባሰ ከይዲ ኣታእኻኽዋ ምህርቲ ሕርሻ ንእዘ ኣለና እዛን ርኣ ዘለና ማሽነሪ እኽሊ እንዳዓጸደት ወሆይላ እንዳዘረወት ናብ ካልኤት ምኪና ትመልኣ ኣላ።

ካብ መሠረታዊ ልማዓታት ሓደ እዩ ብዙይ ድማ ኔትወርክ ንኸይቋራረጽ ን ቊጽጻር ዘጠቕመና ኣንቴናታት እዮ ካብ ዘተፈላለዩ ኃጺንን ጥርቀለምን ድማ ይሥርሕ።

ካብ መዓኸናት ዜና ዘተወሰደ ሓበሬታ እዩ። እዝ ዜና ዘመላኹቶ ምስ ሓደ ጐሮቤትና ሓንቲ ጥይት ኣይተቀያየርናን ኢሉ እንትገልጽ እዩ። እቲ ገላጽ ድማ ኣብዪ ኣሕመድ ይበሃል።

እዝ ኻብ ሥጋ ዘተሠርሐ ዓይነት ጥፍሲ እዩ ሽሙ ድማ ሸኽላ ጥፍስ ንዳ ተብሃለ ይፅዋዕ መብሊዒዑ ድማ ዝዘፈላለይ ቐምማትን መጥዓ ዓምትን ተቐሪቦም ኣለዉ።

ሕዙ ኻብ ዕርዲ ዘተዳለ መጋያፂ ደቃንስትዮ እዩ እዙ ብባህላዊ መንገዲ ኣርዱ ወይዕካ ናብ ገጽ ብምልምጣት ዝግብር ዓይነት መጋያፂ እዩ ::

እዝ ብጥዕሚ ዘደኖ ኣመስተንከራዊ ሥራሕ ዘበናዉነት ዝተለበሰ እየ እዝ ዘበናውነት ማይ ሕጽረት ማይ ብቖሊሉ ንምፍታሕ ይጠቅም።

ካብ መረኸፍቲ ሓፍሻት ሓንቲ ኾይና ሽማ ሮድዮ ትበሃል ዓይነታ ድማ ፑልፊስ እያ ሮድዮ ብድምፂ ጥራሕ ሓብሬታ ንምሕልላፍ ትጠቕመና።

ሓንጎል ዝሕድስ ካብ ውፂአት ኅርሻ ኢትዮጵያ ዝኾነ ሓደ ጥቕሉል ኃምሊ ንርአ ኣለና። እዝ ጥቕሉል ኃምሊ ሕማም ተኸላኸሊ ምግቢ እዩ።

ዘበናዉነት ዘተዳወሰን ጥበብ ዝተመልኦን ዘበናዊ ኣሠራራሓ ወንበርን ክፍ መበል ወይ ከዓ ጠረቤዛ መቐረሚግን ረአኣለና እዙ ጥበብ እጥዓሚ ዝገርም እዩ።

እዝ ጽቡቕ ዝኾነ ሥእልታት ዓወት ዓድዋን ጅግንነት ሕዝቢ ኢቴጴያን ዘገልጥ ታሪካዊ ስእሊ እዩ።

ኣስተይ ሓታኽንደይ ደ ሲብት ሕዝቦታ ፍሉ መዓርግን ጸበቐን ዘተላበሰ እዩ ብስተፈላለይ ዕምበባታትን ዝትፈላለይ ተኽልታትን ዘመዓረገ እዩ ኣብ ቅድሚት ድማ ዝብላዕ ዓይነት ፍረ ኣሎ።

ክጠዓሚ ብዘደኒቕን ተኣምራዊ ብዝኾነይ እትፈላል ማሽናት ተጠቒምካ ዝትፈላለይ ሕምባሸታትን ኦሎ ዳቦታትን ምድላው ከምዝከኣል ነርኢ ኣለና ::

እዝ ካብ ባህላዊ ስፈታትን ኣቕሑትን ዘመዓረገ መጋያፂ ኣብእዋን ገዓት ፈርቓ ዘግበር እዩ እታ ኣብ ቅድሚት ንዘላ ሞሶብ ትበሃል።

እዝ ብጥዓሚ ደስ ባሃለን ሣሓብን ኣሠራራኃ ጨጕሪ ደቃንስት እዩ። እዝ ሠራራሕ ጨጕሪ ደቃኑስትዮ ዘበናዊ ኣሠራራሕ ጨጕሪ እዩ ።ሹሙ ድማ ቅውጠርጥር ይበሃል።

ናይ ቢሮ ኣቕሑ ኾይኑ ፤ እቲ ፃዕዳ ነጐዝጐዙ ደፍተር ወይካ ኣጀንዳ ወይ ድማ ላጵቶብ መቐመጢ ይጠቕመና። እቲ ጸሊም ድማ ከፍ መበሊ እዩ።

እዝ መነጠፊ ንሕሙማት ኣዝ ኣግዳስን መሐጐስን ዝኾነመልእኽቲ፤ ኂዙ መወፂኡ ኣሎ ሽድሽተ ኪሎ ማኣኸላይ ክሊኒኽ ዝትፈላለየ ሕሙማ እንድሓከመ ይርክብ።

ካብ ልብ ወለደት መጽሕፍቲ ሓደ ኾይኑ ክኣድማስ ባሻገር ዘበሃል ኣርእስቲ ወይከዓ መጽሓፍ እዩ ደራሲኡ ድማ ኸብኣሱ ግርማ ይበሃል።

ብዙኃት ዓይነታት ኣቝሖ ገዛ ንዕዘብ ኣለና ካብዞም ኣቕሑ ገዛታት እቶም ኣብ ቅድሚት ንርኦም ዘለና ጥቡቓት ፈነጅል ኮይኖም ብጠዓሚ መልከዕኛታትን ጽቡቓትን እዮም።

ካብ ክፍድታት መሃረሰብ ኮይኖም እዞም ቈልዑ ሓለዉቲ እንስሳ ሽሞም ድማ ጓሶት እንዳተብሃለ ይጽዋዕ ኣብ ርእሶም ተኸዲኖ እሞ ዘለዉ ዓይነት ገዳን ሽጎማነ ወይከዓ ክሹፍ ይበሃል።

ናይ መርዓ ዘበናዊ መጸበቒ ገዛ እዚ ገዛ ብዝተፈላለየ ዕምበባታትን ነፋሒቶታትን መጋረጃን መዓሪጉ ይርአ ኣሎ።

ተታዕሚ ተቐምትን ኣገድስቲ ዝኾነ ቑሕታት ንመሣርሒ ጽሕፈት ኽንጥቀመሎም ንኽል ተዳልዮም ኣለዉ።

ሕዚ ዓብዪ ሕንፃ ዓዋት ዓድዋ መሠረት ገይሩ ንእኡ ንመዘከሪ ተብሂሉ ዝተሠርሐዕ እዩ ኣብ ወሽትኡ ዘተፈላለየ ቅርስታትን መስሒብ ቱሪዝማትን ዘኃዘ እዩ።

ካብቶም ኣብ ማኅበራዊ ሚዲያታት ማሕበራዊ ነገር እተቐርብ ሓንቲ ተፈላጢት ቈልዓ ዘኾነት ዳናይት እያ። እዚኣ ናስናል ታይም እንዳተብሃለ ዘፅዋዕ ጵሮግራም ኣብ ቃና ተመሓላልፍ።

ድስ ዘብልን ብጥዓሚ ባህሊ ምክብባርን ምትሕግጋዝን ዘርኢ ሃይማኑታዊ ተሕስቶ ዘለዎ እዩ።

እዘሕዝን እዩ እዝ ዕደጋ ዘበናዊ ሕንፃ ተሓኒጺቡሉ ኣብ ውሽጢ ሕንጻ ክኸውን እንዳተግብኦ ኣብ ፍቖዱኡ ጽርግያታት ሽጕርታት ተዘርጕሖም ርእአ ኣለና

ካብ ዘተፈላለየ ወርቅን ብሩርን ዘተሠርሐ ልቢ ቕርፂ ዘለዎ ናይክሳድ ሃበል ንርኢ ኣለና ናይ ደቃንስትዩ መመላኽዑ እዩ::

እዝ ተፈጥራአዉን ታሪካዉን ቦታ ኾይኑ ብተፈጥሮ ዝመልከዐን ዝተፈላለየ ቕርፃ ቐርጺ ዝሓዘን ከባብ እዩ እዝ ከባብ ብጣዕሚ ሰሓቢ ኻብ ምዃኑ ዝተልዓለ ፍልፍል እቶት ቱርዝም ሓድ ሃገር እዩ።

እዝ ንእቲኣብኣውያን ኣብዪ ዓወት እዩ ዝተፋላለየ መሣርሕታት ጽሕፈትን ሙሉ ኽፍ ምበልን እተቐሪብሎም እተምሃሮ እንተምሃሮ ካብዘንለዓለ እግበት የለን።

ሴኖ ስጶርት ኣትሌት ዘርፌ ወንዲማገን ንሓምሽተ ዓመታት ካብ ኣትሌት ክሥ ወደድር ተኣጊዳ ብዝብል ጸብጻብ ኂዝ ወፂ ኣሎ።

ኣብ ዘንቢል ዝመልአ ዝተፋላለይ ዓይነት ኣሰቤዛ ነዕዝብ ኣለና ካብቶም ኣሰቤዛታት ንምግላጽ ተቕሉል ሃምሊ ወይ ከዓ ካውሎ ወይኒ ኮሚደሬ ፃዕዳ ሽጉርቲ ወዘተ እዮ።

ንሚጊ ዝውዕል ኮይኑ ዝተኻላለይ ምግታት ኣብ ዕደጋ ኦሪቦም ኣለዉ ካብኣቶም ድማ ካሮት ጌዕ በርበረ ጎመን ዘበሉ ይርከብ።

እዚ ዘደንቕ ባህሊ ኢትዮጵያ እዩ እተን ክልተ ሕፃውንቲ ብፍቕርን ብኃልዮትን ተሓቃቒፈን እናተሰዓዓማ ንርኢ ኣለና እዙይ ድማ ካብ ባህልታት ኢትዮጴያ ሓደ እዩ።

ባህላዊ ተሕዝቶ ዘለዎ ሰፌታት ዝመዓረገ ገዛን ሪ ኣለና እዝ መጋያፂ ካብ ዝተፈላለየ ሰፍእታት ዘተዳለወ እዩ።

ሓንቲ ኣዶ ብብሃላዊ መንገዲ እንጀራ እንዳሰንከተት ንርኢ ኣለና ሕዛ ሰበይቲ እት ጥቀመሉ ዘላ ባህላዊ መሣርሒ መጐጎ ይበሃል ብዕንጨት ድማ ይስንቅት

በሕላዊ ኣቀራረባ ምግቢ እዩ እቲ ምግቢ ኣብ ውሽጢ ኣገልግል ይርከብ ኣብ ጥቕዩ ድማ ሥዋ ዘሓዛ ኽልተ ኽበያታት ንርኢ ኣለና።

ዝተፈላለዩ ሰባት ሓደ ሕንፃን ምስራሕ ብዘመናዊ ኣሠራርሓ ንክሠርሑ ዝተፈላለዩ መሠርሒ ይጥቖሙ ኣለው።

ቶምሃሮ ንኽማሃራ ኣብ ሓደቤት ትምህርቲ ዎፍ ኢለን ተዳሌን ኣለዋ ዘንክልተ እናጸሓፋ ዘንግልተ ድማ ኮፍ ኢለን ኣለዋ።

ጋዜጣ እዩ ዝተፈላለዩ ርእሰ ጕዳያት ድማ ይገሊፅ ኣሎ ።ካብቶም ርእሰ ጐዳያት ሓደ ንምግላጽ ዝኣክል ንፓርላማ ዝቐረበ ንብረት ታክሲ ረቕቕ ሕጊ እዩ።

ካፍቶም ፖሎቲካዊ መራሕቲ ሓንቲ ኾይና ሽማ ሳሕለ ወርቅ ዘውደ ትበሃል እዚኣ ብዕድሜ ድፍእ ዘበለት ሰበይቲ እያ ጨብራ ድማ ሰይዉ ኣሎ፡፡

ኣብ ከባቢ ዓፋር ዘርከብ ተፈጥራዊ መስሒብ ትሪዝም እዩ እዝ ድማ ዘተፈላለየ ጨው ዘፍልፍለሉ ከባቢ እዩ።

እዞም ኣይነታት ናውቲ እዙም ሽሙም ክራንት ይበሃል ናይ መሓዉር ጸገም ንዘለዉን ሰባት መደገፊ ይጠቁሙ።

መሕዘኒ እዩ መኽንያቱ እቶም ሸቐጣ ሸቐብ ኣብ ባይታ ዝኾነ ጭረተ ነጺፉሎም ኣብ ፀሓይ ይርከዉ እዙይ ድማ ንምግብና ጠንቂ ከውን የኽእል እዩ።

ዝተፈላለዩ ሰባት ኣብ ዝትፈለለይ ዓዉዱ ሥራሓት እንትነጥፍ ንርኢ ኣለና ንኣበነት እቶም መናእሰይ ክዳውንቲ ኣብ ዕዳጋት ዘርጊሖም ንርኢ ኣለና እቶም ሽፈራት ድማ መኪንኦም ገኒሖም እንተኸዱ እ እንርኢ ኣለና፡፡

እዝ ኣርማ ናይ ኢቲጵያ ንግድባንቅ ኣርማ እዩ ኢቴጵያ ንግድባንቅ ኣብ ኲሎም ከተማታት ኢቲጵያ ብሰፊሑ ዘገልግል ዓብዪ ትካል እዩ።

በተ ፈጥሮ ዝመዓረገ ሓምለዋይ ክባዊ ቦታ ንረየ ኣለና እዝ ሓምለዋይ ቦታ ብዝተፈላለዩ ጐቦታት ዘተሓጸርን ዘተዓጀብን እዩ።

ካፍቶም ዓበይትንወሰንትን መሠለታውሉ መዓታት ሓንተሕገር ሓደ ዝሆነት ትምህርቲ ንዕቤት ሓንታሃገር ዓዊዪዪ ግድ ኣለዎ ኣብዙይ ንርዮም ዘለና ድማ ተምሃሮ ትምህርቲ እንዳ ተምሃሩ ዘሪኢ እዩ።

ተታዕሚ ደስ ስብልን ሰሓቢትን ዘመናውሣ ራሓተሠርሐት ሕንፃ ሊግን ዘብ ኣለና ብዛሕንፃ ኣብ እግራ ብዙኃት ኣትክልቲ ኽተኺሎምዋ ኣለዉ።

እዛ ጽበኦትን ምልካዕትን ገዛ ዘበናውነት ብዝተመልኦ ሜላ ኣሠራርሓት ሠራሐት እያ እዛ ገዛ ንመንበሪ ደቂ ሰባት ተጠቅም።

ብጣዕሚ ስሓቢ ዝኾነ ጫማ ደቂ ኣንስትዮ እዩ እዙ ኻብ ቆርበትን ውፅኢት ቆርበትን ብዘበናዊ መልክዕ ዝተሰርሐ እዩ ዘበናዊ ጥበብ ድማ ዝተመልኦ እዩ።

እዝ ኣሠራራኃ ጨጕሪ ብጠዓሚ እዪ መጽሊኢ ኣታሕዛ እዩ ይኾነ እምበር ተኸዲናቶ ዘላ ባህላዊ ኣከዳድና ግን ብጥዓሚ ስሓቢ እዩ::

ሓንተኣዶ ዝተፈላለዩ ሥራሕ እናሠርሐ እትርክኻፍ ተዓይነታ ዝተፈላለይ ሥራሕ ድማ ዘይቲ ናብ ጃርካን ናብ ሃይላንዲ እናመልአት ንግንዘብ ኣለና።

ናይ በረኻ ኣንስሳ ኾይኖም ሽሞም ድማ ሂበይ ይበሃሉ እዚኦም ካብ ሰባት ርሒቖም ይነብሩ።

ናይ ገዛ ኣቝሓ ኸይና ሽማ ምዝብል ዓራት ትበሃል ካብ ጣውላ ወይ ከዓ ዕንጨቲ ተፈልፊላ ዝከሠርሐት እያ ኅብራ ድማ ጨሊም እዩ።

ኣብዚ ንዕዘዎ ዘለና ዝተፈላለየ መጕዓዝታት ንርኢ ኣለና። ካብቶም መጕዓዚያታት ባህላዉን ዘበናውን ይርክዉ። ኻብ ባሃላዊ መጕዓእዚያ ኣእዱጕ እንትኾ፤ ካብ ዘበናዊ ድማ ታክስን ሚንባስን ንርኢ ኣለና።

ትምህርቲ ንዕቤት ሓንቲሃገር ኣዚዩ ኣገዳሲ ካብ ዝኾነ መሠረታዊ ለመዓት ሓደ ይ ኣብዘ ነርኦም ዘለና ልፃውንቲ ትምህርቲ እንደተኸታተሉ እዩ ዘተፈላ ለይ ቝጽርታት ኣብ ወረቐት ቀሪጾም ዘርጊሖም ይርከቡ።

ጣማ ለቃንስትዮ እዩ ብሪቕሪቕ ዝብት ነገር ዘለዎ ንዓይኒ ዝስሕብ እዩ።

ካብ ዓይነታት ሕንፂ ሓደ ኾይኑ ሹሙ ድማ ፀሓይ ሬሊስሴት እንዳተብሃለ ይፍለጥ ናይ መንበሪ ኣባይቲ ሕንጻ እዩ።

እዝ መለጠፊ ዝኅብረና ብዛዕባ ኣቢሰንያ ባንኪ ዘለዎ ቕሩብነትን ትግህነትን ዝገልጽ እዩ፡፡

እቶም ኣትክልቲ ጽቡቓት ነይሮም ጐይንግን ኣብ ጸርጋያ ብምዃኖም ጠንቅ ጥዕና ክኾኑ ሁእሉ እዮም በተለይ እቲ ብጭረቕ ዘብሃል ዓይነት እተህሊ ተፈጕኡ እንዳተሸጠየ ስለ ዘርከብ ትፈላለይ ሓማማታት ከዕልዎ ይኽእሉ እዮም።

ካብ ዜና ዘተወሰደ እዩ እዝ ዜይና ኸም ዘመላኸቶ እቲ ቆምስን ምስ በዓል ድርሻ ኣካላት ናይ ምኽክር መድራኽ እንዳካያደ እዩ።

እዝ መፈለጢ ዝኅብረና ኢቲዬጴኣውያን ጀጋኑ ሓርበኛተት ናብ ዶብቡ ኮርያ ተላኤኾም ዘመዝጐዎ ዓወት ዝገልጽ ቤተ መዘክር ከም ዝርከብ እዩ።

ሓንቲ ፊንጃልቡና ብዝተፈላለየ ቈርስብና ተኸቢባ ነርኢ ኣለና ሕዘን ቈርስብናታት ድማ ቆሎ ዳኣቦ ሕምባሻ ወዘተ እየን።

ባህሊ ምትኅባርን ምትሕጋዝን ኃቢርካ ምንባርን ዘንጸባራቕ ብጥዓሚ ጥስ ባሃሊ ትዕስቶ ዘለዎ ማሓበረ ሰብባዊ ትፊድ እዩ።

ዘተፈላለየ ሸቐጣ ሸቐጥ ዝኃዘ ዓበይቲ ድኳናት በሪጋ ንርኢ ኣለና እዞም ሸቐጣ ሸቐጣት ዝተፈላለይ ዕሽጓት ምግብታትን ኩዕሾ መጨወቲ ቖልዑ ን ኂዙይርከ።

ብጥዓሚ ዘናደድን ዘበሳጹን ቅልላው ኢቶጴያ ዘርኢ እዩ እዙይ ወታ ኣደራት ብልጽግና ናብ ቲ ፈላለየ ቦታታት መሳርሕ ዂናት ኂዞም እንተጐዕዙ ንርኢ ኣለና::

እዙይ ንልኦ ዘለና ኣቐሓ ኣቕሓቢሮ ኮይኑ ሽሙ ድማ ወንበር ይበሃል ኣብ ቅድሚኡ ድማ ሓደ ጠረቤዛ መጽሕፊ ኣለዉ።

እዝ ቅዲ ፋሽን ዘበናዊ ዝተመልአ ኾይኑ ብጥዓሚ መጽሊኢ ዓይነት ቅዲ ፋሽን እዩ መኽንያቱ ዝበዚሕ ክፋል እታ ጓልንስተይቲ ጥርሑ እዩ ዘሎ።

እዙ መጸለታዊን ልምዓት መጐዓእዝያ መሬት እዩ ብርክት ዝበላ መካይን ኣብ መነሃርያተ ኣኪበን ነዕዘብ ኣለና ብርክት ዝበለ ሕዝቢውን ንምስፋር ተዳልዩ ይርከብ ::

ዘበናዊ ማሽን ኮይና ሓራሲት መኪና ወይ ከዓ ትራክተር እንዳተብሃለት ትፍለቐ ንዘበናዊይ ሕሪሻ እትጠቅም እያ::

ኣብ ዕዳጋ ዘተፋላለይ ሸቐጣ ሸቐጥ ተዘርጊሖም ነዕዘበለና ካብቶም ሸቐጣ ሸቐጥ ምጥቃሰ ለኣክል ኮሚዶሮ ሽቊቲ እሽጉ ዘይቲ ሻንጣ መትሕዚ ዘንቢል ጠቕሉል ኃምሊ ወዘተ ይርክቡ።

ናይ ገዛ እንስሳ ኾይና ሽማ ድማ ፈረስ ትበሃል ፈረስ ንመጕዓ እዚኣ እትጠቕመና ዓይይነት በህላዊ መጕዓዝያ እያ እዛ እንስሳ እዚኣ ጸበቕቲ እያ።

ብጥዓሚ ስሓብን ደስ ዝብል ብዘመናዊ ኣሣርሓ ዝተሠርሐ ሕንፃ ንግንዘብ ኣለና ዝ ሕንፃ ድማ ዝስተፈልለይ መሠረትኣል መዓት እንጥቁምሉ እዩ።

ኣብዙይ ንዕዘቦም ዘለና መሠረታዊ ሉመዓታት ብኣግባቡ ዝተሠርሐሎም ከምዘይኮነ እዩ እዝ ንርእኦ ዘለና ጸርጋያ ሓመድ ዘተመልኦ እዩ።

ካብ እንስሳታት ዘብት ሓንቲ ኾይና ገዛና ኣንጭዋ ከይበልዐኦ እትከላኸለልና ዓይነት እንስሥ እያ ሥጋን ምግብን ድማ ተመገብ።

ብጥዓሚ ብዘገርም ተኣምርን ጥበብን ዘበናውነትን ዝተሠርሐት ብሽክሊታ ንርኢ ኣለና እዛ ብሽክሊታ ክልተ እግሪ ኣለዋ መትሐዝን ወንበርንውን ኣለዋ።

እዚ ብጽቡቕ ኣቀማሙጣ ዘተቐመጠ ዘተፋላለየ ኣኅመልትን ፍራምርን እዩ ነዕዳጋ ድማ ተቐርዩ ኣሎ እዙም ኣኅመልትን ፍራምርን ብጠዓሚ ሰሓብትን ሓደሽትን እዮ::

ብርክት ዝበሉ ዘተፈላለዮ ዓይነታት ሸቐጣሸቐት ዝሽየጠሉ ድኳን እዩ እዝ ድኳን ኣብ ወረዳ ኽልተ ቀበልየ ኽልተ ይረከብ ናይ ማኅበር ድኳን እዩ።

እዙ ኻብ ዓይነታት መጺሐት ሓደ ኾይኑ ሽሙ ድማ ሓድሽ ልሳም ተብሂሉ ይጽዋ ዘተፈላለይ ዘዕባታት ኣብ ውሽጡ ዘኃዘ እዩ።

ተምሃሮ ኣብ ቤት ምርቶም ብዓል ወለዲ እንተኸብሩ ዘርኢ እዩ ኣብዚ ዘተፈላለዩ ኣልባሳት ዝመዓረጋ ፍርክት ዘበላ ደቃ ንስቲ የተምሃሮ ንርኢ ኣለና፡፡

ፅቡቓት ናይ እግሪ ሓደሽቲ ሞዲላት ዝኮና መኪና ኸም ዘለዋ ይኅብረልና ኣሎ እዝይ መለጠፊ እዝ መፋለጢ ብጥዕኒ ወሳኒ ነገር እየ::

ጸብቕቲ በህላዊ ገዛ ንዕዘብ ኣለና እዛ ጸብቕቲ ባህላዊ ገዛ ካብ ጐጀን ሻንበቆን ዝተሠርሐት እያ ሽማ ድማ ጕጂ እንዳተብሃለት ትፍልጥ።

ኅብርታት እቲ መሣርሒ ጽቡቓት እዮ። እቲ መሳርሒ ንሥራ ሕትና ዘቃልል ወይከዓ ዘሳልጥ ቀለልቲ ማሽናት ተብሂሉ ዘጽዋዕ ዓይነት ማሽን እዩ። ሹሙ ባዲላ ይበሃል።

ቤት ምግብን መስተን ኮይኑ ኣብዙ ብዙኅ ተጠቃሚ ኣይርአን ዘሎ እዝ ሕንፃ ሰሓዊ እኳ እንተኾነ ግን ተጠቃሚ የብሉን።

እዞም ጠቕላይ ሚንስተር ኣብይ ኣኅመድ ንሕዝቢ ኢትዮጵያ ናይ እንቋዕ አብጽሕኩም መልእኽቲ የኅልፈፉ ኣለዉ። እቲ በዓል ናይ ሠናይ ተሕጓስ ክኸውን ኣጐሰም ገሊፆም

እዝ ግዳውንቲ ንምስራሕ ዝጠቕመና ዝብናዊ ማሽን እዩ ሹሙ ድማ ማዓለማ ተብሂሉ ይጽዋዕ እዝ መዓለማ ጥት ብዝተፈላሌየ መልክዑ ተቐሪቡ የኣትወሉ እሞ ግዳን ጌይሩ የውፀልና።

ነዝ ዘተፈላለይ ፍራምረ ኣሕመድትን ክትርኢ ተላ ኣኣምሮ ሕድስ ትብል እዞም ፍራምረ ንምግብነት ዘውዕሉ እንትኾኑ ሽሞም ድማ ዘይትሁን ለሚን ኣራንሽ ማንብ እኳ ኣጳይረዙ ይበሃሉ።

እዝ መልቀአኛ ጽቡቕ ጫማ ናይ ደቃኣንሽቲ ኾይኑ ፃዕዳ ኅብሪ ዘለዎ ጸሊምን ኅብሪ ታት ድማ ዝመልክዐ እዩ።

ካፍቶም ብተፈጥሮ ጸቢኦምን መዓሪጎምን ዝተሠርሑ ዓበይት እንስሳ ዘገዳም ሓንቲ ዝኾነት ቕጭነ ንርአ ኣለና እዚኣ ጥብቕትን ሰሓቢትን እያ::

ዓ እዙ በህላዊ ምስተ ሡዋ እዩ እዝ በህላዊ መስትዕ ካብ ዳጕሻ ዝሠራሕ እዩ ኣብ መርዓ ክርስትናወ ዘተ ዝበሉ ጕዳያት ድማ ንጠቀሞሉ።

ኣሰይ ደስ ክብሉ ዝተፈላለዩ ፍራፍረታት ኣብ ጽብቅ ዝበለ መቀምጢ ቦታ ተቀሚጦም ኣለዉ፤ እዚኦም ንጥዕና ዉን ብጣዕሚ ምችዋት እዮም።

ብጥዕሚ ዘሕዘንን ተብድኻ ዘበለዐን እዩ ሓንቲ ጓልንስተይቲ ጐሓፍ ኣብ ምእካብ እትነጥህ ሓፍትና ኣዕዘበለና።

እተመሃሮ ብጕጅለ ኾይኖም እንዳንበቡ ምዕዘብ ኣለና እዞም ተምሃሮ ብሓደ ኾይኖም ተሓባቢሮም ይመያዮጡ ኣለዉ።

እዝ መተዋቕያ ዘኅብረልና ብታ ዓሚት እትኲሳትን ሓደሽተንዝኾኑ ፍራፍረ ንመሸጣ ተቐሪቦም ኣለዉ እዝ መሸጣ ድማ ብምባይል ባንክ ክኸውን ይኸድ ።

ብዞም መሣርሕታት ጽሕበት ብጥዓሚ ማረኽትም ሰሓትም እዮም እዝ ጥበብ ንምንፂራእ ዘቕመና ጽሕበት መሳርሕ ቀለም ዕርሳስ ኂብሪ ወዘተ ይበሃል።

እዝ ንርእዮ ዘለና መልከዐኛ ምግ ካብ ኣትክልቲ ሓደ ኾይኑ ሽሙ ድማ ሙዝ እንዳተብሃለ ይጸዋዕ ሙዝ ካብቶም ኃይልዋሃብቲ ምግሪታትሓደ እዩ።

እዝ ብዝተፈለለየ ተኽልታት ዝመዓረግ ቤት ምግብን መስተን እዩ እዝ ቤት ምግብን መስተን ብዝተፈለለይ ተኽልታት ዝመዓረግ ስለ ዝኾነ ስሓቢ እዩ።

ብዝተፈልለየ ዕንምበባታት ዘተመላኽዐት ሓንቲ ጸላም ናይ ኢግሪ መኪና ንገዝእ ኣለና። እዛ ናይ ኢግሪ መኪና ኣብ መረዓ ንመርዑ ንመጕዓዓዛ ትጠቕመና።

እዝ ንዕዘ ዘለና ምሠረታዊ ለምዓት ንደቂ ሰባት ጥራሕ ንምጐዕዓ ዝዘጠቅም ኮይኑ ዝተፈላለየ መሣልላት እዮ ኣብ ጥቕኡ ድማ ሓምለዋይ ለመዓት ንርኢ ኣለና።

እዘን ርእን ዝለና ኤለክትሮኒክስ ኣቕሕ ኾይንን ሽመን ሞባይል ይበሃላ እዘን ሞባይል ዘበናውነትን ብጥዓሚ ዝተህመ ሓያሸ ሞዴልን ዘለዉን እየን።

እዝ ባህላዊ ኣከባብራ በዓል ኣፍ ከባብታት ሰሜን ኢቶጵኣ ማለትውን ኣብ ኦሮሞ ዝካየድ እዩ እዝ ናነስቲ ተኣኪበን ቡና ብምፍላሕ ቊርስብናን እዳበለዓ ነተጨወታ ይረአያ።

እዙ ብና ኾይኑ ድስ ዝብል ኣቃላልዋ ተቐልዩ ኣሎ::

ኣሰይ ቃሕ ግብል ተፈላለየ መመላኽዐታት ናይ ደቃንስቲዮ ዘሽየጠሉ ቦታ እዩ እዝ መመላኽዒ ደቃንስቲዎ ካብ ወርቂ ይሥራሕ።

ዝተፋለለይ ቝኅታት ሃብዱ እንኳን ተቐሚጦም ኣለዉ።

ካብ ዓይነታት እስፖርትተ ሓደ ኾይኑ ተፃወቲ ጋንታ ወልዋሎ ብሽክሊታ እንቲፃወቱ ዘርኢ እዩ።

እዝ መቀየጽታት ደቀ ኣንስትዮ ሓደ ኾይኑ ኣብ እግሪ ዝግበር መጋየጽ እዩ ሽሙ ድማ ኣልቦ ወንዳ ተብሃለ ይጽዋዕ እዝ ኣልቦ ብጥዓሚ ሰሓብን ጽቡቕን እዩ።

ካብ ሸኽላ ተሠሪሐ ዝተዳለወት ጽዋዕ እንዳተፍሃለት ትጽዋዕ እዚኣ ድማ ሥዋ ንመትሐዚ ትጠቕመና እታ ጓልኣንስተይቲ ናብታ ዝጽዋዕ ካብ ዝኾነ ቦታ ፅዋዕ እንዳገልበጠት ንርአ ኣለና ኣብ ቅድቢታ ድማ ኸልተ ዋንጫ ኣለዉ።

ካብዙ መለጠፊ ወይከዓ መፋለጢ ንግንዘቦ ነገር እንተሃለወ ዮሓንስ ደስታ ዝተብሃለ ናይ መኪና ኣቝሑ መለዋወጢ መሸጢ ቦታ ምካኑ እዩ።

ባህሊ ሓደ ኸባቢ ዘርኢ ኣከዳድና እዩ። እዛ ኣከዳደና ኣብ ናይ ገጠር በዉታታት ዘርአ እዩ ።ብዙኅ ስሓብነት የብሉን።

ናይ ደቂ ተባዕትዮ ጸጕሪ መስተኻኸሊ ኾይኑኣብዝንዳ ጸጕር ድማ ሠለስቲ ሰባት ጸጕር እንዳስተኻኸሉ ንግንዘብ ኣለና::

ኣብ ድኳን ዝሽየጥ ዕሹግ ምግቢ ኾይኑ ሹሙ ድማ ጸባ የብሃል እዝ ኅሩ ጸባ ካብ ዝተፋላ ለየ ንጥረ ነገራት ተቐሚሙ ዘተሠርሐ እዮ::

ናይ ሓደ ቤት ጽሕፈት ኣቝሑ እዮ እዞም ኣቕኁ ማህተም ጣውላ ደገፊ ኰፍ ምበሊ ላጵቶብ ወዘተ እየ።

ሃብዙ ብርክት ዝበላ ተሽከርከርቲ መጕዓዚያታት ምእዘብ ኣለና ካፍተን ተሸከርከርቲ መጕዓዚያታት ሽመን ምግላ እዝኣክል ታክሲ ናይ ሕዝቢ መመላለሲት ንእሽተይ መኪናናይ እግሪ ወዘተ ይርከባ ::

ዝፈላለይ ዓይነታት ኣትክልቲ ንእዘብ ኣለና እዞም አትክልቲ ሽሙም ንምጥቃስ ዛክል ብበዚኂ ኣበካዶን ጳጳዮን ይረከውን ጳጳዮ ኣበካዶን ብመልቃዕ ጽማቕን ብጥሪዩን ንምግብነት የገልግል፡፡

ሃብ ቅድሚትና ዘለዉ ሕጋ ኣኽበርቲ ዘተፈላለየ ሕጊ ናይ ምኽባር ሠራሕቲ ይሠርኁ ኣለዉ እዞም ሕጋ ኣኽበርቲ ጥራፊኽ እናተብሃሉ ይፅዎዑ።

እቶም ኣሕመልትን ፍራምርን ጽቡቓት ነይሮም ኴይንግን ብጣሕሚ ብዝሕዝን መልክኦ ኣባይታ ተዘርጊሕምይርከ ወዙይ ድማዋ ጠንቅጥዕና ክኸውን ይኸእል እዩ።

ብጥዕሚ ስሓዊትን ንዓይኒ ማራኺትን ኅብሪ ዘለዋ ጥየል እያ እንስሳ ዘቢት ድማ እያ ንምግብና ድማ ተጠቅም።

እዝ ዝጽቡቕ ዕዳጋ ዝተፈላለይ ኣርፃቐርጸም ስእልታትን ዘንጸባረቐ ኢደጥበ ብሱ የጠሉ ዕዳጋ እየ ኣብዚ ዕዳጋ ካብዝቲፈላለዩ ዕንጨትን ሠራሕቲ ሸኽላን ብተሠርሐ ዝተፈላለይ ኣርፀቐርታት ኣለዉ።

እዝ ቦታ ዕዳጋእኳ እንተኾነ ግን ብጥዓም ብዝሕዝን መልክዑ ኣብ ሓመድን ኣግፀሓይን ዘተፈላለይ ሸቐጣ ሰቐት ዝኃዙ ሰባት ተዘርጌሀ ምህላዉ እዩ።

እዝ ዘበናዊ ህንፃ ብጥዓሚ ሳሓብን ማራኽን እዩ ብርክት ዘበሉ መኪናታት ኣብ ቲ ጥቓ ሕንፃ የርከዉ እቶም ኣኡኡ ዘለዉ መብራህትታትውን ብጥዓሚ ዘበናውን ጽቡቓትን እዩ፡፡

ተማሃሮ ኣብ ቀጽሪ ቤት ትምርቶም ጐይኖም መንዲለይ ደርየኹም እቲበሃል ዓይነት ፀወታ ንወፃወቱ እንዳተዳለዉ ይርከቡ።

ካፍቶም ባህላዊ መጓዓዓዚ ሓደ ኾይኑ ጊመል ናተብሃለ ዝፍለጥ እዩ። እዚ ጊመል ድማ ብሎኬት ተፃዒኑ ካብ ቦታ ናብ ቦታ እናንቀሳቀሰቀ ይርከብ።

ዘበናውነት ዘተላበሰ ሕርሻ ግብርና ንዕዚ በለና ኣብዙይ ንርኣ ዘለና ማሽን ነቲ ዘራእቲ እንዳዓጸደት ሆሆ አንዳ በለት ናብ ዝኾነ ነገርትመሎ ኣላ::

ናይ ትምህርቲ መሠረት ኣዊለምዓት ዘተማልአሎም ሕኲሳት ተምሃሮ ኣብ ክፍላኣትዮም እንዳተምሃሩ ንዕዝብ ኣለና ሕዞም ተምሃሮ ወንበር ስለ ዝተሠርሐሎም ብጥኣሚድ ተሓጕሶም ኣለዉ።

እዘን ኣርማታት እዚኢን በንዲራታት ይበሃላ እዘን በንዲራታት ሓንቲኣናይ ኢትጴያ ባንዲራ እያ ሠለስተዓይነት ኂብሪ ኣለዋ ቆፃል ብጫቐይሕ ኣብ ማእሃላ ድማ ኽኹብ ኣለታ ::

ብዘደነቕ ጥበብ ዝተሠርሐ ዘብናዊ ማሽን መጽምዑ ጽማቕ እዩ እዙይ ዘበናውነት ዝተመልኦን ብቀሊሉ ብኢለትሪኽ ዝሠርሕን ማሽን መጽምቑ ጽማቕ እዩ።

እዞም መዓይነታት መጋያጢ ናይ ደቃንስቲ ኾይኖም ካብ ዝተፈላለየ ነገር ዘተሠርሑ እዮም ሽሞም ድማ ሸቝይር ይበሃሉ ኣብ እዝኒ ድማ ዝጠቀመሎ፡፡

ካብቶም ኣደኖቕትን ሰሓብትን ዝኾኑ መልከዐ ምድርታት ኢቲጴያ ሓደ እየ እዙይ መልከዐ ምድሪ ኢቲብያ ጥዓሚ ሰሓብን መራኽን ዝኾነ መስሕብ ቱርዝም ከውን ዝኽእልን ቦታ እዩ።

እዚ ሓድነት ዝተመልኦ ሃይማነታዊ ኣከባብራ በዓል ሞስልም እዩ ኣብዙይ ኣከባብራ በዓል ሰባት ብፍቕሪ ተሳንዮምን ተኃላልዮምን ይነብሩ::

ተም ንዕዘቦም ዘለና ካብ ክፍልታት መሓዋረ ሰብ ኮይኖም፤ ወለዲ ምስ ደቆም ኣሕጉስ ዝኾነ ሕይወት ኣብ መዘነግዕ ቦታ እንተሕሉፉ ዘርኢ እዩ።

እዝ መለብጠፊ ዝነግረና ዘሎ ሚላን ዝተብሃለ ባር ኣብዝ ኸባዊ ከም ዝኾነ እዩ ሚላን ዝተብሃለ ባር ብዙኃት ዓይነት ኣገልግሎታት ይህብ።

ካብ ዘመናዊ ጫማታት ሓደ ኾይኑ መውዛሕቲኡ ጊዜ ድቂ ተዉዓትዮ ዘጠቆሙሉ እዩ ኣብቲ ድኅሪ ጫማ ዝኾነት ናይ ገዛም ኣመላኽዒ ተኽሊ ትርአ ኣላ።

ብጥዓሚ ሰሓቢት ብዝኾነት ፍንጃል ዘተቐረበት ትኲስቲ ቡንና ኣዕዘብ ኣለና ቦንና ካፍቶም በህላዊ መስተታፍ ኢትጵያ ሓደ ዝኾነ ኣይነት መስተአ እዩ።

እዙይ ባህላዊ ጳርኪ እንጠጦ ካብ ዘበናዊ ሻንበቆን ሠዓርን ዝተሠርሐት ንእሽቲ ኣዳራሽ ኣለቶ። እዛ ጽቡቕትን መዕረግትን ምዃና ብጣዕሚ ደሰበሃልቲ እያ።

እዝ መንበሪ ደቂ ሰባት ዝኾነ እንጻ ገዛ እንዳተብሃለይ ይጽዋዕ እዝ ገዛ ኣብ ጥቓ ዓብዪጐ ዘተሓነፅ እንተኾነ ኣብ መንጎዎ ድማ ሓንቲ ባጃጅ ኣለ።

ዝተፈላለዩ መናእሰይ ኣብ ዝተፈላለየ ሠራሓቲ ተዋፊሮም ንርኢ ኣለና ናኣብነት ምግላፅ ቶም ቅድሚት ዘለዉ ሠለስቲ መናእሰይ ዘተፈላለየ ጨርቅታት ዘመልአ ዓዊዪ መዳበርያ ኣብ ተሸኪሞም እንትጕዓዙ ንርኢ ኣለና።

ኣብ ሥራሕ ዝተፃመደ ሓደ መንእሰይ ንርእ ኣለና እዚ መንእስተይ ዝኾነ ነገር ካብ ዓብዪ በርሚል ዝመስል ናብ ሃይላንድታት እንዳቖርቈረ የቕምጥ ኣሎ።

ብዙኃት ኣሕምልቲ ኣብ ዕዳጋ ክሽየጡ ተዘርጊሖም ኣለዉ ዓይነታት ናይ ዘም ኣሕምልቲ ድማ ቆስጣ ሥላጣ ኣድሪ ወዘተ እዮ::

እዚ ካብ ዓይነታት መሠረታዊ ልምዓት ሓደ ኾይኑ ነቲ ውሒጅ ንምስጋር ዝተሠርሐ ድልድል ወይ ከዓ መሻገሪ እዩ፡፡ ኣብ ጥቕኡ ድማ ፅርጋያ ኣሎ፡፡

እዙይ ንርእዮ ዘለና ዘበናዊ ጫማ ደቃንስቲዩን ደቂ ተዋዕትን ዘጥቆሙሉ እዩ ሽሙ ድማ ስሊጰር እንዳ ተብሃለ ይጽዋዕ ናይ ሸበት ዓይነታት ጫማ እዩ።

ካብ ክፍትታት መሓረሰብ ዝኾና ኽልተ ኣናእሽተ ቈልዑ ተሕዋፎን ንርኢ ኣለና እዘን ቈልዑ ተሓዋቝፍን ፍቕረንን ፍትወትን እንዳገለጻ ንርእን ኣለና።

ምኽትል ጠቕላይ ምንስተር ዝኾነ ኣይተወ ደመቀ መኮንን ኣብ ቅድሚቶም ጲሢ ዕሪቦም ቃለ መጠየቕ እንትህቡ ዘሪ እየ።

እዙ መሠረትን መዓት ኮይኑ ዝብተፈላለዩ ማኅበረተ ሰብ ኣብቲ ሥራሕ እንዳሠርኁ ንግን ዘብ ኣለና ኣብዝ ቕድሚዩ ዘሎ መሣርሕ ድማ ዓረብያ እናተብሃለ ይፍለጥ።

ካብ ኣቕሑታት ገዛ ሓደ ኾይኑ ጣውላ ንዳተብሃለ ይፅዋዕ ካብ ጐማ ድማ ዝተሠርሐ እዩ ሽጉርቲ ፣ኸሚደረ ወዘተ ዝበሩ ናይ ፀብሒ መሳርሒ ንምኽታፍ ይጠቕመና።

እዞም ንርእኦም ዘለና ካብ ኣኅመልትን ፍራምረን ኮይኖም ዘተፈላለይ ቀመማትን ኣትክርትን የርአዩ ኣለዉ ካፍቶም ቀመማት ጅንጅብድ ባጳዮ ወዘተ ኣለዉ።

እዛ ኣርማ ናይ ኤሬትራ ሃገር ብሕራዊ ባንዴራ እያ ኣዕባዕተ ዓይነት ኅብሪ ድማ ኣለዋ ሰማያዊ ቀይሕ ቖጻል ብጫ።

ዘበናዊ ሥራሕቲ ጣውላ ነረአ ኣለና እዝ ፍጥዓሚዪ ብጥንቃቐዝ ተሠርሐን ሳይነሳዊ መንገዲ ዝተኸተለን ጥበብ እዩ።

ብጥዓሚ ደስ በሃልን ስሓብን ማራኽን ጥበብ ዝተመልኦን መመላኽዒ ዘተጋየጸ ናይ መርዑ ኩፍ ምበሊ ነዕዘብ ኣለና እዙ ካብ ብህላዉን ዘበናውን መመላኽዕ ዝተሠርሐ እዩ፡፡

መሣርሕታት ጽሕፈት ዝኾነ ሓደ ብርዒ ንርኢ ኣለና እዝ ብርዒ ዘተፈላለየ ኅብሪ ዝኃዘ ጐይኑ ጽሕፈት ንምጽሓፍ ድማ ይጠቕመልና።

መሕዘኒ ተግባር እዩ እዝ ኣብ ዘይመዓበለ ክልታት መሓረ ሰብ ጎማን ሓጺነ መጺንን እንዳዘረ ዘእክብ ሰብኣይ ብእጉሁ እዩ ዘጐዓ ዘሎ::

ዘተፈላለየ ሠራሕቲ ንምሥራሕ ዘግዕዙ ብርክት ዝበሉ መሓበረ ሰባት ንዕዘብ ኣለና ካብቶም ንርዮም ዘለና መሓበረ ሰብ ሓደ ዝኽነ ዘተፈላየ ናይ ረሳሕ መጠራቐሚ ዘንቢል ዝሓዚ ዝተሸከመ የመንእሰይ ንረኢለና።

ካፍቶም ኣደናቝ እቲ ዝኾኑ ሃይማነታዊ ትሕስቶት ዘለዎም በዓላት ናይ ወርተለክስ ተዉሃዶ ቤተ ክርስቲያን ሓደ ዝኾነ ኣብ ዕለተ ቀዳም ፍርቀለይቲ ዝግበር ጥዋፍ ምብራህ እዩ።

ብጣዕሚ ደስ ዝብልን ዝስሑብን ናይ ገዛ ኣቝሑታት ንግንዘብ ኣለና ካብዚኦም ብርጭቆ፣ ፊንጃልን ወዘተ ዝበሉ ይርከብዎ።

እዛ ንርኣ ዘለና መኪና ካብ ዓይነት ተሽከርከርቲ ሓንቲ ኾይና፤ ሽማ ድማ ቦቲ ትበሃል፡፡ ቦቲ ነዳዲ ወይ ማይ ካብ ቦታ ናብ ቦታ ንምጉዕዓዝ ትጠቕመና፡፡ ንዝተፈላለዩ ረሳሕ ፈሳሲ እውን ንምጉዕዓዝ ትጠቅም እያ፡፡

እዝ ኣብ እዋን ታሕጓስ ዘግበር መመላኽዐ ገዛ እዩ እዝ ኣብ መርዓ ወይ ኣብ ቀለበት ነተመርዐወቲ ተብሂሉ ዘዳለ መጋያፂ እዩ::

ብዘመናዊ ኣስራርሓ ዝተሠርሐ ክዳን ዝተኸድነት ጓዲያ ንሴይቲ ይግን ዘብኣልን እዛጓንሴይቲ ምነጽር ገይራ ኣብ ኢዳ ሳንጦ ሓቝፋ ትርከብ።

ሙስሊም ህብረተሰብ ኃይማነታዊ ብዓሎም ንምኽባር እንትጉዓዙ ዘርኢ እዩ እብ ብፍል ተሕዋስን ብዂል መንፈስን ዘኽበር ዓውዪ ኃይማነታዊ በዓል እዩ፡፡

እዛ ብጥዓም ጽበቕቲ ኣቕሓ ቡርጭቆ ብርለ ትመስል እዛ ብርለየ ወ ከዓ ቡርጭቆ ጥበብ ዘተመልኦ ሳይንሳዊ ሜላ ኣሠራርሓ ተሠሪሓ።

ካብ ባህላዊ መስተታት ኢትጲያ ሓደ ዝኾ ነቡና እንትቕሎ ዘርኢ እዩ እቲ ቡና ንመስተይኡ እንጥቀመሎም ብርክት በሉ ፈናጅል ይረእዩና ኣለዉ።

አሰይ ብጣዓሚ ሰሓብን ማራኽን ቡና ተቐሪቡ ነርኢ ኣለና ሕዚይቡና ብርክት ዘበሉ ፈና ጅል ተዘርጊሖም ኣለዉ ኣብ ጥቕኡዉን ብበህላዊ መጸባብቒ ዝመዕረግ እዩ::

ናይ ዝጽሕፈት መታርሒ ኾይኑ ሽሙ ድማ ኣጀንዳ ይበሃል ኣጀንዳ ዘተፈላለየ ኣይነታት ኣርእስቲ ዘለዎ ምጽሑፍት መጽሓፍ ይጠቕመና።

ካብ ክፋን መሓረከ ሰብ ኣዶ ዝኾነት ንግንዘብ ኣለና እዛ ኣዶ ድማ ማማይ ኃዚለ ኣብ ዝበና መሸፈን ተሸፊና ንግንዘባ ኣለና።

ሕዝ ኻብ ዓይነታት መፈለጢሪ ከዓ መለጠፊ ሓደ ኾይኑ እቲ ቦታ ናይ ደም መለገሲ ቦታ ኸምዘኾነ ይነግረና ኣሎ።

መንበሪ ገዛ እዮም እዞም ኣባይቲ ኣብ ድኅሊቶም ዝተፈላለይ ተኽለታት ኣለዉ እቶም ተኽለታት ድማ ንመመላኽዒ እቲ ገዛን ኲነታት ኣየር ንምስተኻልን የጠቑም።

ተምሃሮ ሕኩስ መንፈስ ትምህርቶም ነወካታተሉ ዝተገበረ መላ ኸይድ ምምሃር ምስት ምሃር እዩ። እዙይ ምግቢ በሊዖም ተምሃሮ ብዕግባቦም ትምርቶም ንኽካታተሉ የሕግሥ።

ካብቶም ናውቲ መሣርሕ ጽሕፈት እንጥቆመሎም ሓደ ኾይኑ ሹሙ ድማ ቢሮ ኣይበሃል እዞም ብይሮ ዚኦም ሠለስቲ ቡና ሠለስተ ድማ ዐንቃወት ብጽቡ ቐቃ ምጣ ተቐሚጦም ንርኦም ኣለና።

ብጥዓሚ ንዓይኒ ስሓብቲ ዝኾኑ ዘተፈላለየ ናይ ባህላዊ ቐምሽ መሸጢ ድኳን ርኢ ኣለና እዞም ቀምሽ ጥበብ ሓበሻ ዘንጸባርቑሉ ብጥዕሚ ደስቢሃልቲ ቐምሻት እዮ።

እዝ ዘበናዊ መመላኸዒ ገዛ እዩ እዙይ ገዛ ብጥዓሚ ሰሓብን ማራኽን እዩ ጽቡቕት ዝኾነት ኣምፑል ድማ ኣለቶ ዝተፈላለዩ ዕምበበታትውን ነዝ ገዛ መዓሪዮም ይርከብ ::

ንምጋያፂን ንጥቖመሎም በጣዕሚ ደስ ዝብሉን ዝስሕቡን ኣቝሑት ተቐሚጦም ኣለዉ እዞም ኣቝሑት ድማ ሞሰብ ፣ሕዛብ ወዘተ ዝበሉ ይርከብዎም።

እዚ በህላዊ ኣቀራርባ ቡና ኢትዮጵያ እዩ እዝይ በባሕላዊ ኣቀራርባ ቡና ኢትዮጵያ ብዝተፈላለየ ቊርስብና ተዓጅቡ ይርአ ኣሎ ካብቶም ቊርስብናታት ንምግላጥ ዘእክል ሕምባሻ ፋንድሻ ወዘተ ይርከብዎ::

እዝ ናይ ሕፃውንቲ ናይ ልደት በዓል ንምኽባር እንትቆመሉ ዓይነት መጋየፂ እዩ ኣብዘ መጋያፂ ዝተፋላለይ ዕምበባታትን ነፋሒትታትን ተዘርጊሐን ኣለዋ::

እዞም ንርእዮም ዘለና መሓበራዊ ሚዲያታት መጠእኽቲ ብቖሊሉ ናብ ዝተፋላለየ መሓበር ስብ ንኽበጽሕ ይጠቕመና ኣሽማቶም ምጥቃስ ዝኣክል ድማ ትዉተ ርዋት ሰኣብ ተለግራም ቲክቶብ ዝናብሻ ትወዘተ ይርከዎ::

ሕዘን ኣብዙይ ዘለውኣ ንስሳ እንስሳ ዘቢት ኮይንን ስመን ድማ ከፍቲ ይበሃሮ ከፍቲ ኣንስታየን ተባዕታየን ፆታ ዘጠቓለለ ጕጅለ እዩ።

ዓይነት ምግቢ ኮይኑን ሽሙ ድማ ዓሳ ይበሃለ ዓሳ ና እምሮ ደቂ ሰባት ብጣዓሚ ወሳኒ ካብ ዘኾነይ ኣይነታት ምግቢ ማደይ እዩ።

ባህላዊ መስተ ኾይኑ ሹሙ ድማ ምስ ይበሃለ ምየስ ካብ መዓር ጐሾ ብባህላዊ ተቐሚሙ ይሥራሕ እታ ኂዛታ ዘላቕ ሓደማ ብርለተ ባሂላ ትጽዋዕ።

ብዝተፈላለየ መመላኽዕታትን ፣ ዕምበባታትን ኖፋሒቶታትን ዝተመላኽዐት መኪና ንርኢ ኣለና። እዛ መኪና ንመርዓ ተቐሪባ ትርከ።